ብዓለም ናይ ዝተፈላለዩ ኃይማኖት ኣለዉ ካብኣቶም ከዓ ኃይማኖት ክርስትና እንተኸውን ብዝንርእ ዘለና ስነ ሥርዓት ኣቃባብራ ናይ ክርስትና ንርኢ ኣለና።

ትግራት እብ ጶሎቲካምኅነት ኣብ ቕሉናው ዝጸንሐት ክልል እያ ዝኑር እዘለብናት ተገልላይ ከዓ ጌታቸው ርዳ ብማድን ብለጥ ኣብ ዝሕዚ ሰዓትካ ናይ ትግራት ጵሬዝዳን ኴን የግድግድ ኣሎ::

መፋለጥ ሆነሥራሕ ቦታወይ ከዓ ዝሆ ኣግሩጐት ምፍላጥምትቖመለ እዩ ዝኑር ዝለላ መፈለጠኻ ናይ ናፍጣ መፋለተ እዩ።

ባንዴራ መግለጺ ሓደ ትካል ኮይኑ እዙይ ንርኦ ዘለና ዓለም ለኻዊ ባንዴራ ኸዓ ናይ ባንኪ መግለፂ ኮይኑ ኣምበሳ ባንኪ ዘወክል ባንዴራ እዩ።

ኣብ ትግራይ ዝተፈላለዩ ሥዋት ኣለዉ ካብኣቶም ከዓ ፍትምር ዘለና ንመማላኻየን ጥቆምሉ ኣብ ጐደናታት ትግራይ እተኸሉ ዘርቅብ ንሪ ኣለና።